ዘበናዊ ተሽከርካ ወንበር ኮይኑ ኣብ ቢሮ ኾነ ኣብ ናይ መንበሪ ገዛ ከገልግለና ዝኽእል ዓይነት ኣቕሓ እዩ።

ዝተጠዖ እንኳሉ ኃይነት ኣቕሓ ኾነ ካብ ጠምወጻይ ዝኾነ መጕሓፊ ናይ ደራቕን ዝበስበሱን ፈሳሲን ጐታ ስካልኦት መጓሕፊ ቦታ ኣብ ኡግሪ እቲመጕሕፊ ድማ ንእሽቲየቖልዓ ዝደነመን ይርከብሉ።

ሓደ ኻብቶም ኣብ ኢትዮጵያ ዝርኮቡ ሥርዓት ኃይማወት ሙስልም እዩ ብመቐጻል ሠለስተ ኣዋልድ ኣብ ኢደን በንኔይራ ኢቲጴያ ብመሓዝ ኰፍ ኢለን እናስሓቓን እነዓለላን ይርከባ ::

ሓደ ኻብቶም ላዕሎት ኣብ መራራሕ ኢቲጴያ ካብ ዝፆን ሕወታ ተሢዑ እናተጕዓዘ እቶን ኮፍ ኢሎም ዝነበኑ ሰባት ብምትሳእ የንጭውጭብሉ ኣለዉ ንሱ ድማ ኢዱ እናብ ኣፍ ሉቡ ምምጓር የቀንየለይ ይብል ኣሎ።

እዚ ሃይማኖታዊ ኦርቶዶክስ ምእመና ኮይኑ ብዙሓት ሰባት ድማ ሓደ ዓይነት ኣለባብሳ ነፀላ ብምኽዳን ኩሎም ንፈጣሪኦም እናለመኑን እናፀለዩን ኣብ ውሽጢ ሓደ ቤተክርስትያን ኣለዉ።

ካብቶም ብዙሓት መጋየፂ ሓደ አብ ክሳድካ ዝንጥልጠል ሐደ ዓይነት ባንዴራ ኢትዮጵያ ኢትዮጵያ ዝብል አብ ማእኸሉ ኮከብ ዝሓዘ ብቀይሕ ን ፃዕዳ ን ሸንሸል ዘንጠልጠለ አሎ።

እዙ ቦታ እዙይ ከም ነሪኦ ብተፈጥራዊ ቦታ ኾይኑ ዘተፋላለየ ቕርጻ ቕርጽ ዘለዉዎ ንዘተፋላለዩ ጐውነይትን በጻሓሕትን ዓዲ ዘዕድም ኮይኑ ብጥዓሚ ኣታዊ ናይቲ ሃገር ዘለዎ እዩ።

ጕዱሳት መናእሰይ ምስ ዓበይቲ በዓል ጸጋ ዕድመ ኃቢሮም ብዝገብርዎ ዘለዉ ሓግዘኒ ክሕጊሰካ ጐሥጓስ ናይ ምዕጻድ እኽሊ::

ኣብ ክልል ዓፋር ዝርከብ ንምእማን ዘፅግም ኣዝዩ ሓደገኛ ዝፈልሐ ማይ ኣብ ልዕሊ መሬት ትኪ ዝፈጥር ኮይኑ እዚ ንእንስሳት ይኹን ንደቂ ሰባት ዝሃሲ ኣዝዩ ሓደገኛ ማይ እዩ ።

ባህላዊ መፅዓኛ ዝተፅዓና ኣእዱግ ምስ ቡዙሓት ሰባት ኣዝዩ ዝተፀዓዓቀ መንገዲ ሰብ ፣እንስሳት ኮታስ መኪና ንምሕላፍ ኣዝዩ ኣፀጋሚ ዝኮነ ቦታ።

ካብ ናይ መምህሪ ክላስ ወፃኢ አብ ደገ ዝተፈላለዩ ህፃውንቲ እናተምሃሩ ኮፍ ኢሎም፤ ክልተ ንኡሳት ድማ በቲ መምህር ዘረደኣቶም ወፂኦም የረድኡ አለዉ።

በዓል ኣሸንደ ኣብ ዓመት ሓደ ጊዜ ዝኽበር በዓል ደቃኣንስትዮ እንትኸውን ብሓንቀውታ ዝጽበይኦ ክቡር በዓል እዩ።

ኣብ ሓደ ፀሊም ፅርግያ ሓደ ዉልቀ ሰብ ኣብ ልዕሊ ክልተ ዝጎምኣ ተሽከርካሪት ኣብ ዝባና ደይቡ እናተንቀሳቀሰ ይርከብ፣ ብድሕሪኡ ድማ ዝተፈላለዩ መኪና ዝሕብረን ከም ዘለዋ።

ብባህሊ ዓደን ኾሪዐንን ተሓቢነንን ታሪክ ወለደን ቀሲመን፣ ፍቅሪ ከመይ ምኻኑ ብሓድነት ኣሚነን፣ ሓንቲ ክልል ምስ ካሊእ ክልል ተሓዋዊሰንን ወቂበንን ማዕሪገንን ኣለዋ።

ኣብ ሓደ ናይ ደቂ ኣነስትዮ መጸበቒ ፆጕሪ ሓንቲ ኣዶ ንወዳ ኣብ መጻወቲ መኪና ሰዒላ ተጻውቶ ኣላ።

ካብቶም ኣዝዮም ዘስደምሙ ተፈጥሮታት ሓደ ብፍሉይ ኣፀዋውዓ ባዓልቲ ኢልና ንፅውዖ ልክዕ ከም መዕቐሊ ማይ ዝተፈላለየ መሕብኢ ንጥቀመሉ ዓይነት ስራሕ ተፈጥሮ እዩ፡፡

ሰዕዳ ዝኅብረን ተሽከርከርቲ መኪና ብስተፋላለየ መጋያፂ መዕሪገን መርዓትን መርዓውን እነዓጀባ ኣብ ጽርግያ ይኸዳ ኣለዋ።

ኣብ ሓደ ናይ ሽቐጥኣሽቐጥ መኣኸል ተኸዙይኒ ዝርከብ ሓመልተ ንፈራምረን ካብ ዓይነታት ምቢ ኣዝዩ ብሉፁን ንጥዕናኻ ጠቓሜ ዘበሃል ዓይነት ተኽልእ እዩ።

ናይ ሃገረ ኢትዮጵያ እስፖርተኛታት ምእንቲ ዓደምንነ ምእንቲ ሪሞም ኢሎም መሥውዕቲ ንኸፉል ዝግጅዋት ዝኾኑ ምስ ኣሰልጠንተም።

እዙይ መጋየፂ ኣብ ክሳድን እዝንን ኣዲታትናን ኣኅዋትናን ዝገብሮኦ ኮይኑ ኰታስ ኣብ ዓመት በዓል መርዓ ክርስትና ዝኣምሰሉ ይጥቀም ኣሎም እየን።

ኣብ ሓደ ናይ ንግዲ መኣኸል ኣብ መንጎ ዓደጋይ ሽያጥኣይን ዝራኸቡሉ ቦታ ዕዳጋ መኣኸል እዩ፡፡

ናይ ሓደ እንዳ ምግቢን መስተም ብናን ብዝተፋላለ ናይ መጸባበቕን ስእልን ቕርጻ ዕርጽን ኣዙይ ደስ ብዝብል መዓሪጉ ኣለ።

ካብቶም ናይ ፅሕፈት መሳርሒ ዝበሃሉ ሓደ ኮይኑ አብ ዉሽጡ ድማ ዝተፈላለየ ዓይነት ሕብሪ ዘለዎም ብቢብርኩ፣ ጥቅምነቱ ሰነዳት ከይጠፍአናን ከይበላሸወናን አኪቡ ወይ ድማ ጥቅልል አቢሉ ዝሕዘልና ዓይነት መሳርሒ እዩ።

ናይ ዘተወለድካሉ መዓልቲ እተኽብረሉ ብዙሐት መጋየፅታት ናይ ሓድ ዓመት ምስ ዝተፈላለየ ዕምብዋታት ደስ ብዘብል መንገዲ።

ብጣዕሚ ካብ ዝፈትዎ ዓይነት ሕሩጭ ፀባ ኮይኑ ኣብ ማእኸል ሸቀጣሸቀጥ ንክሽየጥ ቀሪቡ ኣሎ::

ኣብ ሓደ ማእኸል ዕዳጋ ዝተፈላለዩ ናይ ባህላዊ ኣልባሳት ምስ ሰብ መሰል ባንቡላ ኣብ ደገን ኣብ ውሽጥን ንመሸጣ ቀሪቦም ኣለው፡፡ ንምዕዳግ ድማ ደስ ዝብሉ እዮም፡፡

ጸላም ዝኅብራ ተንቃሣኣስ ካሜይራ ልክዕ ከም ኣውሮፕላን ካብ መሬት ልዕሊዒላ ጽጉሙ ዝኾነ ቦታ ዀታስ ብዕውዙኃ ንመቕራጽ ቕልል ብዝበለ መንገድን ንመቕራጽ እትሕግዘና ዘውናይት መሳርሒት ሓንቲያ።

ዋውውውውውውውውውውውው! ደስ ክብል ገዛ! እውይ ክምዕርግ ከም ቫላታይ ዳይ ልክዕ ከም ቫላታይ በልዎ ። እሰይ! ዳርጋ ገነት ! ዳርጋ ገነት! ዝረኣኩ።

ህንፃውንቲ ፅሬት ዘለዎም ኮይኖም ክዓብዩን ካብ ዝተፈላለዩ ሕማማት ነፃ ክኮኑ ዝተካእለ ሽንቲ ኮነ ፍታን ኣብ ሰውነቶም ንከይበላሾን ዝከላከል ዓይነት ናይ ቆልዓ ጨርቂ እዩ።

እዚ ዝተፈላለዩ ዓይነታት መሳርሒ ዝዉዕል ኮይኑ፣ ንኣብነት ከም መራከቢ ሓፋሽ መቀየርን መመለስን፣ ዝርገሐታት ሙዚቃ መስምዕን፣ ጣብያታት መምልእን መጥፍእን፣ እንጥቀመሉ ካብቶም ዘበናዊ መሳርሒ ሓደ እዩ።

በስመ ኣብ!!! ኣታ እንታይ እዩ 'ዚ? ኣብዚ ሽሮ ኮይኑ ማዓልታዊ ውዕሎና፣ በዚ ከዓ በብዓይነቱ ናይ ፆም ብልዒ ኣብ ቅድሚተይ ኮፍ በለ ኣይካኣልኩን!!! ኣይካኣልኩን!!!

እውይ! እውይ! ክንደይ ክፅብቅ ጫማ እውይ ደስ ክብሉ! አንታ እዚኦም ደአ ምስ ሱፍ እኮ እዮም ነይሮም፡፡ ደስ ዝብሉ ቆርበት ጫማ አብየት! ንውሓቶም አብየት! ቁመቶም አሰይ አበይ’ሞ ገንዘብ የለን እምበር!

እዙ ናይ ትምህርቲ ምንስተር ሓላፊ ዝኾነ ብርሃኑ ነጋ እንትኸውን ናይ ዓሠርተ ኽልተ ኽፍሊ መልቀዕ ውጽኢት ኣመልኪቶም ዝሃዎ መግለጺ እዩ።

ሕክምእና መዓኸል ናይ ሕፃውንትን ኣደታት ዝኾነ ኣብ ከተማ ኣዲሳባ ዝርከብ ኣምፈቱ ድማ በቐታ ጽርግያ ይርከብ።

እዙይ ኣብ መኣኸል ከተማ ዝረከብ ፍልሹሙ የካሲት ዓሠርታልተ መኣኸል ሐክምና ናይ ሞያ መሰልጠኒ ተምሃሮ እዩ።

ኣቤት ደስ ከብል ከም እዚ ዝበለ ስድራ ተዝበካ ፅቡቁ እምበረ ሓደ ዓይነት ክዳን፣ ሓደ ዓይነት ልቢ፣ ሓደ ዓይነት ሓልዮት፣ ሓደ ዓይት ፍቅሪ።

ተምሃሮ ኣብ ክላስ እናተማሃሩ ኣዚዮ ደስ ኢልዎም ይማሃሩ ኣለው። ነገር ግን ዝኸድዎ ዘለው ኣካያይዳ ንተምሃራይ ዝምጥን ኣይኮነን። ንኣብነት ክልተ ውልቀ ሰባት ድቪዘኦም ኣብ ማእገሮም ገይሮም ኣለው። እዚ ኣብ ውሽጢ ክላስ ዝፍፀም ዘሎ

ማእኸል መሸጢ ሸቀጣ ሸቐጥ ዝተፈላለዩ ኣቑሑታት ፎኮስቲ ምግብታት ተዓሺጎም ንኽሽየጡ በብደረጃኦም ተመዲቦም ኣለዉ።

በዓለ ሻንዳ ኣብ ዓመት ሓንቲ ጊዜ እቲ መጽ ፍሊት በዓል ደቃ ነስ ያ ብመቕፃል ብሃላዊ ጥልፍታት ተኸዲናን ብናይ በዕለን ጸጕሪ ተዖነ ምስ ክልተ ፈረንጅ ሕናቕቲ ሓናናቕ ክኣት ኸልዋ።

ኣዝዮም ብዕድመ ዝነኣሱ ንኡሳት ቆልዑ ኣብ መምሀሪ ክላስ ኮይኖም ምምሃር ምስትምሃሮም እናተምሃሩ ይርከቡ ።ኣብ ኢዶም ድማ ዝተፈላለየ ቁፅሪ መፅሓፍ እናውፅኡ የርእዩ ኣለዉ።

ገዛን መንበርን ዝኮነ ኣብ ደቡብ ክልል ዝርከብ ኮይኑ ኣሰራርሕኡ ድማ ብሳዕርን ጌሳን እንትከውን ኣዝዩ ዛሕላም ንምንባሩ እትገብሮ ዓይነት እዩ።

ኣብ ሓደ ኽላስ ኣብዝኃደ ቃነስዮ ብዘርካዋሉ ተማሳሰ ልኽዳን ብምኽዳንን ናይ ኣፍን ኣፍንጫን መዕመም ጨርቂ ተሸፊነን ኣለዋ።

ካብቶም ቀደምቲ ነገስትታት ዝበሃሉ ሃፀይ ሃይለስላሴ እንትከውን ንግሰ ኢትዮጰያዝተባሃሉ 1931ዓ.ም እንትከውን መጨረሽኡ ድማ ብፋሽታዊ ደርጊ ዕልዋ መንግስቲ ተገርሉ ሂወቱ ንክሓልፍ ኪኢሉ ።

ብተለምዶ ሰዓት ኢልና እንፅዋዓ እንትኸዉን ዝተፈልላለየ ጊዜ መሽዩ ዶ ወጊሑ ረፊዱ ዶ ኢልና ንከይንጭነቕን ንከይንሓስብን ብቐሊሉ እንጥቀመላ አብ ዉሽጣ ድማ ሰከንድ፣ ማይክሮ ሰከንድ ዝሓዘት መሳርሒ እያ።

ኮካኮላ ካብ ዓለምና እቲ ዝፀረየ ፅፈት ዘለዎን ልስሉስ ዓይነት መስተ እቲ ዝፈትዎ ኣነ ሕዚ ድማ ካብ መኪና ክልተ ሰባት እናራገፉ ይርከቡ።

ግብፂ ካብተን ብሕርሻ እትናበር ሃገር ሓንቲ እያ፡፡ ምኽንያቱ ትርጉም መስኖ ክንደየናይ ከምትርዳእን ከምትግንዘብን፡፡ ኣትክልቲ ማለት ድማ ህይወት ስለዝኾነ ሓደ ውልቀ ሰብ ድማ ኣብ ማእኸል ናይ መስኖ ማይ እናስተየ ይርከብ፡፡

ኣብ ሓደ ምድርቤት ብኅብሮምን ብኡፅሎምን ኣዝዮም ብዙኃት ዝኾኑ ናይ ደቂ ኣነስትዮን ደቂ ተዓትዮን ጫማታት ይርከቡ።

ብጥዕ ምደስ ዝብል ጫማ ካብ ናይ ቆርበት ሠራሕቲ ዝተሠርሕ ኮይኑ እግርኻ ብቐሊሉ ንፋስ ንኽረኽቦን ደስ ኢኢልካ ካብ ቦታነቦታ ንኽትጐዓዝን ዝጠቅመካ እዩ።

ሓንቲ ኣዶ ምስ ጓላ ስእሊ እናተሰኣላ እታ ኣዶ ኮፍ ኢላ እታ ጓላ ድማ ደው ብምባል ብሓደ ዓይነት ኣካዳድና ኽዳን እታ ኣዶግን ኣብ ኢዳ ፃዕዳ ነገር ሕዛ ከም ዘላን።

ኣብ ሓደ ኸባብ ብጥ ዓሚ ዝተጸዓቐ መሸቀጢ ኣቝሑት ገዛን ኣዝኦም ብቕጽሮም ብዙኃት ዝኾነ ውልቀ ሰባትን ሥርሖም እናሠርኁ ማዓልታ ናኣውርኦም እናደፍኡ ይርከዉ።

ሓደ ኻብቶም ኣብ ኢትዮጵያ ዝርከቡ ፓርክታት እንጠጦ ሃገራዊ መስሕብ ቱርዝም ኣዝዩ ዝበሃግን ብዓይንኻ ርእኻ ዘይጽገብን ዓይነት መስሕብ ቱርዝም እዩ።

ጸላም ዝኅብራ ብዓል ክልተ ጐማ ተሽከርካሪት ብቐሊሉ ካብ ቦታናቦታኽንቃሣዓሠላእንምኽል ዓይነት ተሽከርካሪት እያ።

ሓንቲ ኻብትን ካብ ቦታ ነቦታ ተንቀሣኣስቲ እንብልን ፍልሹማ ጋሪ ሓሠርተፀዓይና ኣብ ልዕልእት ሓሰር ድማ ሓደ ውልቀ ሰብ ደይ ኸም ዘሎ ይገልፅ።

ብሓንተ ደዉ ኣብ ማእኸል ዝተጸረ እምኒ ጥራሕ እግራ ትጐዓዝ ከም ዘላን ብሓደ ኢዳ ናይ ሽቐጣሽቐጥ መትሓዝን ብሓደ ኢዳ ድማ ጥራኃ ብድኅሪኣ ብዙሓሰባት ይኽተልዋ ኸምዘሎ ካብዞም ዝኽተልዋ ሓደ ኣርጊ ዘፀዓነ ኸምዘሎ።

እዙይ ብኣብዙኃ እንጥቀመሉ ኣብ ቤተ መጽሕፍቲ ይኮ፤ ኣብ ናይ ውሽጢ ገዛና ኣቝሑት እንትኸውን ኣዝይ ጽፉፉን ምዕሪ ጕድስ ዝብል እዩ።

እዝ ሕማምዙይ ብዘበናኽተሽዓ ተልተን ኣቋፃ ኢቲጴያ ዝመጸ ኾይኑ ካብ ዓለም ንኣዘዮም ከብርቲ ሕማት ካብዙ በሃሉ ካብ ኣቶም ድማ ብኣብዝሓ ወፃ ሃገራ ዘጥቃ እንታኾም ብፍላይ ኣሜርካን ካይናን ብራዝል እዩ።

ኣብ ቀራባ ኣዋን ዘተመረቐ ብዕዳነጭ ኣብቤ ሓድ ሽንጽዓታት ተማሣሳል ዓይነት ኅብረን ሓቐንን ዘለዋ ኾይኑ ኣዙይ ጾቱኡን እቲ ኻባብደማ ብ ጥዕምደስ ስብልን በትክልትን ዝተኸበበ እዩ ኽትነብሮ እትምነዮ ዓነት መንበር ይገዛ እዩ::

ሠለስተ ኣዋልድ ኣብ ማእኸል ጸሊም ጽርግያ ነብሰን ደርብን ዳርጋ ጥራሕ ዝባነን ምባል ይከኣል እዩ ሰብ ዝጽበያ ዘለዋ ይመስላ ብቕድሚተን ድማ መብራት ናብረለት ጻዕዳ መኪና ትመጸን ኣላ።

ናይ ኣፍሪካ ዋንጫ ዕሥራ ዕስራን ኃምሽን ፊልም ምልክት ገልጽ ኾይኖ ኣሎ ብኣሣ ናላእንቲ መረኮ እንትኸውን መበል ዕሥራ ሓምሴን ጊዜ ድማ ኣብ መሮኮ ከምዝዳሎ ተሓቢሩ ኣሎ።

ኣብ ወሰን ጸሊም ጽርጋ ዝርኮቡ ኣብ ዝባን ሃረብያ ንመሸጣ ዘቐረቡ ኣትክልትን ፍራምረን ንአብነት በናናን ብርጭቕንእዮም።

ጌልተ ሰባት ሥርሖም እናሠርኁ ብዓብዝሓ ደቂ ታብዓት የዘጥቆምሉ ካ ቆሎዶ ሥራሕ ናይ ሥረ መዕጦ እቲ ሥረ ንኸይመልቕ ኣስጢኡ ምነኽሕዘካት ዝገብር።

እዙይ ዘተፋልል ዓይነት ኅብሪ ዘለዎ ነጸላታት ክከም ዓይነትን ክከም ድልየቱን ሰብ ዝብህጐን ዝመርጽን ዓይነት ነጸላእ እዩ።

እዝ ኣንፈት መንገዲ ጽርጋያ እትጐዕ ዘሎ ዘኅብረካ ኾይኑ ብወገነይ ድማ ሠለስተ ኣንፈታት ኣለዎ ፍያሳ ተኽላይማት ኣደባባይ ቤተ መንግሥቲ እዩ ኣብዘይትፈጥዓ ድኸይካ ብቖሊ ነኽትፈለጥ ዘኅብረካ ዓን መሣርሕ እዩ።

ፀሓይን ቁርን ተፃዊሮም ምእንቲ ብጃ ሕዝቦም መሥዋዕት ዝኸፍሉ ምእንቲ ሕዝቦም ዝቖሙ ኃይታ ጸታ ኢቲጵያ ዝኾኑ ሰልፊ እናገበሩ ይርክዉ።

ኣብ ሕይወተይ ፍል ትርጉም ዘለዎ ዓይነት ጫማ ኦልስታር ዝሽሞም ኣነ ገይረዮም ልዑል ሓጐስን ደስታን ዘስምዐኒ ጽሬቶኦም ብኣንፃር ዶማ ዘለዓለ ምዃኖው ካብ ቦታናበታ መቃስ ዝጥቀሞሎም እዮም።

ሓንቲ ምዕረግቲ ጓል ሄዋን ብቕመናዓ ኾነ ብመልከዓ እዚያ ቖንጆ ዝኾነት ዘመን ዘምጾ ሓድሽ ቅዲ ኽዳን ተኸዲና ኣላ፡፡

ሓደ ካብቶም ኣዘዮም ኑፍዓትን ፃዕራማትን እትብሎም ውልቀ ሰባት ኣብ ናይ ምረባሕ ጸባን ውፂሕ ጸባን ዘጥቆሙ እንተኾኑ ናይ እተንተራባሕቲ ምግን መንበርበታን እዩ።

እዙይ ኣብ ከባቢ ምብራእ ፉልይቦታ ዓድግራትን ከባቢያን እዘ ርከብ ኣዚ ተብሃገ ደስ ባሃልን ዓነት ኣትክልትን ፍራምርን በለስ እዩ::

እዙ መሠክዕ ባትሪ እንትኸውንቀሎ እቲ ባትሪ ኸዓ ኣብኡ ተሰኪዑ ይርከብ። እቲ ባትሪ ኻብኡ ኃይል ብምርካብ ምዘ ተፋላ ልዝሥራሕቲ ክንሠርሐሉ ይጠቕመና።

ኣኣብ ሓደ ናይ ባህሊ ማእኸል ብህላዊ ኣከዳድና ተኸዲኖም ኣብ መንጎ ብዙኃተ ወዳት ሓንቲ ጓልን ስተይቲ ኣብ ማእኸል ብምቕታ ብኸወሮን ብኸራም ተዓጅዋ ባሕላዊ ሰዓስዕት እናገብረት ትርከብ።

ንመንቀሳቀሲ እንጥቀመሎም ካብቦታ እናቦታ ጸሊም ዘሕብሮም ኣዚዮም ደስ ዝብሉ ጫማታት ብጣዕሚ ድማ ፈኮስትን ቀለልትን።

ኣቤት እዙይ መንበር ገዛ ኣይኮነን ብሱልጥናትን ጥበበኛትን ዝኾኑ ሠራሕእቲ ሕንፃ ዘተሠራ ዓይነት መንበር ገዛ።

ብጣዕሚ ንኽትሪእዮም ደስ ዙብልኻ መፃምድቲ ሰብኣይን ሰበይትን መዓልቶም ሕጉሳት ኮይኖም ንኸውዕሉ ካብ ገዝኦም ወፂኦም ኣብ ገምገም ባሕሪ ምስክልተ ደቆም እናተዘናጕዑ ይርከቡ።

እዝ ካብቶም ናይ ጽሕፈት መሣርሒ ካብ ዘበሃሉ ሓደ ኾይኑ፤ ብርዒ ወይ ድማ ወረቐት ናብ ሓደ ተጠሚሩ ንክኸድን ንኸይፋዳለን ንመተሓዚ ይጣቕመና።